እዚ ናይ ስራሕ ቦታ እዩ። እዙይ ድማ ስራሕ ሰሪሕኻ ክንደየናይ ለዉጢ ከምተምፅእ ኣበየናይ ደረጃ ከምትበፅሕን እዩ ።እዚ ድማ ንእሽተይ ከይበልካ ስራሕ ክትወፍር ከም ዘለካ ዘመላክት ወይ ድማ ዝገልፅ እዩ።

ትምህርቲ ካብቶም ንሕብረተሰብ ዝልዉጥ ሓደ እዩ። እዚ ድማ ትምህርቲ ተማሂርካ ክንደየናይ ፍልጠትን ክንደየናይ ዕብየት ሃገርን ከም እተምፅእ ዝገልፅ እዩ።

ሓደ ትካል ንመፋለጢ ዝጥቀመሉ እዚ ጽሑፍ ብከምዚ ወይ ድማ እዚ ግልጋሎታት እንህብ እናበለ ዝልጥፈሉ ወይድማ መግለጺ ዝህበሉ ናይ መፋለጢ እዩ።

እዚ ናይ ተሽከርከርትን መጓዓዝያን ጉዳይ ኮይኑ ዝተፈላለዩ ንብረታትን ዝተፈላለዩ ኣቅሑታትን ወይ ድማ ብዙሓት ህዝብታት ካብ ቦታ ናብ ቦታ ክተመላልስ እትኽእል ተሽከርካሪት ወይ ድማ መጉዓዝያ።

አሕምልትን ፍራምረን ካብቶም ንምግብታት ንጥቀመሎም ንፀብሒ ንጥቀመሎም ዓይነት ተኽልታት ኮይኖም፣ እዙይ ድማ ምግብታትና ጥዕም ዝበለን ብጣዕሚ ፅቡቕ ንኮኾኑ ዝገብርዎ እዩ።

ደቂ ሰባት ክንመላካዕ እንጥቀመሉ ሓደ መጋየፂ እዩ ።እዚ ድማ ካብ ዝተፈላለዩ ወርቅን ብሩርን ነሃስን ዝስራሕ እንትከዉን ዝተፈላለየ ግርማን ናይ ባዕሉ ፅባቀን ድማ ክህልዎ ዝገብር።

ሓንቲ ዓዲ ንመለለይ ወይድማ ንሳ ምኳና ንክትፍለጥ እትጥቀመሉ ዓብይ መግለጺ ሓደ ኣርማ እዩ፤ እዚ ድማ መን ምኳና ከመይ ምኳና ንክትፈልጥ ዝሕግዘካ ኣርማ ወይድማ መለለዪ ካርድ እዩ።

ንሕና ደቂ ሰባት ረጊፅናዮም ክንከይድ እንኽእል ጫማታት ካብ ዕሾኻትን ካብ ዝተፈላለዩ ዕንቅፋታትን ዝተፈላለዩ ርሳሓታትን ክከላኸለልና ዝኽእል ሓደ ጫማ እዩ፡፡ ብጣዕሚ ድማ ዓብይ ጥቕሚ ኣለዎ፡፡

እዚ ናይ ገዛ ቢሮ አቑሑ ኮይኑ ዝተፈላለዩ ንብረታትን ዝተፈላለዩ ኣቑሑታትን ዝርከብዎ እዪ። ስድራ ቤት ድማ ደስታኦምን ሓጎሶምን ዝገልፅሉ እዪ ።

ንሰዉነትና ካብ እቶም ጠቀምቲ ዝበሃሉ ሓደ ስራሕትታት እስፖርት እዩ። እዚ ድማ ኣካላትና ብጣዕሚ ጠንካራን ፅቡቅ ዝኮነ ጥዕናን መነባብሮን ንክንነብር ዝሕግዘና ዓይነት ስፖርት እዩ ።

ሙዚቃ ሓደ ካብቶም ንደቂ ሰባት መዘናግዕን መዝናነይን ግዜ መቅተልን ካብ ድበራ ነፃ ዝገብሩን መሳርሕታት ሓደ እዩ። እዚ ድማ ፍለይ ዝበለ መዝናነይ እዩ።

እዚ ናይ ሕርሻን ግብርናን ማእኸል እዩ። እዚ ድማ ዝተፈላለዩ ምህርትታትናን ኣእኻልናን ካብ ውሕድ ናብ ብዙሕ ምህርቲ ከፍሪ ዝክል ኣጠቃቅማ ዝጠቅሙ እዮም።

እዚ ናይ ንግድን ምትዕድዳግን ማእኸል ኮይኑ ዝተፈላለዩ ንብረታትን ኣቑሑታትን ኣስቤዛታትን እንሸጠሉን እንገዝአሉን ማእከል መሸጥን መዐደግን እዩ።

እዚ ናይ ገዛ ቢሮን ናይ ገዛ ኣቕሑን እዩ፡፡ እዚ ድማ ስድራ ቤት ደስተኦምን ነቐፈተኦምን ዘቕርብሉ ናይ ቢሮ ማእኸል እዩ፡፡

እዚ ካብቶም ብሉፆትን ሓደሽትን ዘባሃሉ ናይ ኤሎክትሮኒክስ ስራሕቲ ሓደ እዩ፡፡ እዚዩ ድማ ዝተፋላለዩ ገኒዘባተ ከዉፅእ ዘኽእል ማሽን እዩ፡፡

መጋየፂ ካብቶም ንደቂ ሰባት ንእሽተይ ለውጢ ከምፅእ ዝኽእል ወይድማ መልክዕ ከምፅእ ዝኽእል ሓደ እዩ እዙይ ድማ ዝተፈላለዩ ኣብ ክሳድናን ኣብ እዝንናን እንጥቀመሉ መጋየፂ እዩ ፍልይ ዝበለ መልክዕ ድማ ክህልወካ ይገብር።

ካብተን ጥንታዊ ባህልታትናን ጥበባትናን ዝባሃሉ ሓደ ባህልን ጥበብን እዩ፡፡ እዚ ድማ ዝተፈላለየ ፍልይ ዝበለ ቦታ ዘለዎ ኾይኑ ናይ ባዕሉ ኽብሪን መጎስን ዘለዎ እዩ፡፡

ሓደ ንደቂ ሰባት ካብቶም ጠቀምቲ ዝባሃል ኣካለዊ ምንቅስቃስ እስፖርት እዩ፡፡ እዚ ድማ ዝተፈላለዩ ኣካልና ጥንካረን ዝተፈላለዩ ናይ ባዕሉ ቅርፂ ንህልዎ ዝገብር ዓይነት እስፖርት እዩ፡፡

እዚ ታሪካውን ተፈጥራውን ዝኮነ ባይታ ወይድማ መሬት ብጣዕሚ ምልኩዕን ምዕሩግን ዝኮነ ፍሉይ ሞገስን ዘለዎ እዩ። እዚ ደማ ካብ ዝተፈላለዩ ቦታ እናከድካ ንክትርእዮ ዝዕድሙካ እዩም።

እዚ ካብቶም መጋየፅታትን መማላክዕን እንጥቀመሎም ዓይነታት እዮም። እዙይ ድማ ደቂ ሰባት ፍልይ ዝበለ ግርማን መጋየፅን እንጥቀመሉ እዩ።

ሰባት ንመመላኽዕን መጋየፅን ዝጥቀምሎም ብዙሓት ዓይነት ንብረታትን ብዙሓት ዓይነት ተፈጥራኣውን ሰብ ስራሕን መመላኽዕታት ኣለው። እዚ ድማ ፍልይ ዝበለ ግርማ ንኽህልወና ዝገብሩ እዮም።

ባንዴራ ሓደ ናይ ሓንቲ ሃገር ካብቶም መለለይ ካርድታት ዝብሃል ሓደ እዩ ። ሓንቲ ሃገር ወይ ሓደ ከባቢ ዝፍለየሉ ናይ ባዕሉ መግለፂ አርማ ዘለዎ አዩ።

ሕብረተሰብን ስድራ ቤትን ዝነብርሉ መንበሪ ኣባይቲ ኣብ ዝነብርሉ ገዛ ወይ ድማ ተሓጓስን ቅሳነቶምን ዝገልፅሉ እዩ:: ሓጎሶምን ደስትኦምን ሓዘኖምን ዝገልፅሉ ወይ ድማ ዝነብርሉ እዩ ።

ገዛ መንበሪ ሓደ ካብቶም ድሌታት ደቂ ሰባት ሓደ ኮይኑ እዚ ድማ ብደስታን ብሓጎስን ምስ ንብረትናን ደቅናን ንነብረሉ እዩ ።

እዚ ናይ ህዝቢ መጓዓዝያ ኮይኑ ዝተፈላለዩ ካብ ዝተፈላለይ ቦታ ናብ ዝተፈላለዩ ቦታ አብ ሓፂር ስዓት ከአትውሉ ክበፀሑሉን ዝክእሉ መጓዓዝያ እዩ።

እዚ ናይ ንግድን ምትዕድዳግን ወይ ድማ ናይ መሸጥን መግዝእን ማእከል እዩ። እዚ ድማ ዝተፈላለዩ ንምግብታት ይኹን ንካልኦት ዝውዕሉ አቁሑታትን ንብረታትን ዝሽየጠሉ እዩ።

እዚ ናብ ዝተፈላለዩ ቦታታት ኬድና እንዝናነየሉን እንዘናገዓሉን ኮይኑ እዚ ድማ ኣእምሮና ተሃዲሱ ካብ ጭንቀትን ካብ ዝተፈላለዩ ወጥርን ነፃ ንኽንከውን ይገብር፡፡

ካብቶም ናይ ገዛ ኣቑሑ ዝበሃሉ ሓደ ጀበና እዩ፡፡ ጀበና ድማ ንመሳርሒ መስተ ንቡና እንጥቀመሉ መፍልሒ እዩ፡፡

ደቂ ሰባት ካብቶም ንመመላኪዒ እንጥቀመሎም ሓደ ናይ ክዳን ዘመናዊን ሓደሽትን ዝኮኑ ናይ ክዳን መመላኪዒ እዩ፡፡ እዚ ድማ ፍሉይ ቅርፅን ዲዛይንን ኣለዎ፡፡

ታሪካዊ ቦታን ተፈጥሮአዊ ቦታን እዪ እዚ ድማ ዝተፈላለዩ ንቱሪዝምን ንካሊእን ዝበቅዕ ቦታ ኮይኑ ካብ ዝተፈላለዪ ርሑቅ ዓድን ቀረባን ንክትጉብንይን ንክትዝናነይን ትከደሉ እዪ ።

እዚ ማእከል ናይ ቤት ምግብን መስተን እዩ። እዚ ድማ ዝተፈላለዩ ናይ ቡና መስተ ዝርከብዎ እዩ። እዚ ድማ ፍልይ ዝበለ ግርማ አለዎ።

እዚ መሰረታዊ ልምዓት እዩ። እዚ ድማ ሓንቲ ሃገር ናብ ዝለዓለ ደረጃ ክትግስግስ እንተኮይና ክስርሑ ዝግበኦም ስራሕቲታት ሓደ እዩ።

እዚ ናይ ቤት ብልዕን መስተን ማእከል እዪ። እዚ ድማ ዝተፈላለዩ መስተታት ንዝተፈላለዩ ሕብሽቲ ምግብታትን ዝርከብዎ እዪ። ብፍላይ ድማ ከም ፈንዲሻን ቡናን ዝኣመሰሉ ዝርከብዎ እዪ።

ሓደ ሰብ ዝተፈላለዩ ስራሕትን ዝተፈላለዩ ፅቡቅ ኮነ ቡቅዕ ዝኮነ ስራሕን ሰሪሖም ወይ ድማ ብዝተፈላለየ ፖለቲካ ብዝተፈላለዩ ሙዚቃን ብጣዕሚ ቡዝሕ ሰብን ተመልካቲን ዘፍሩይን ተፈለጥቲ ሰባት እዮም፡፡

እዚ ካብቶም ናይ ገዛ አቑሑታት ሓደ እዩ፡፡ እዚ ድማ ቻርጀር እዩ፡፡ ዚሞባይላት ዝወድአን ወይ ድማ ንዝተፈላለዩ ዓይነታት ንብረት ዝወድእዎ ብኤሌክትሪክ መልክዕ አቢልና እንመልአሉ እዩ፡፡

መፅሓፍትን ጋዜጣታትን ካብቶም ጠቐምቲ ዝበሃሉ ን ሕብረተሰብ ሓደ እዩ እዚ ድማ ካብዚ ተማሂርና ፈላጣትን ሙሁራትን ንኽንከውን ይገብር።

መገየፅታት ካብቶም ንደቂ ሰባት ንእሽተይ ግርማ ዘለዎም ሓደ እዩ። እዚ ድማ ብፍላይ ኣብ ክሳድ፣ ኣብ ኢድ ፣ኣብ እዝንን ኣብ ካልኦት ክፋላት ሰውነትና እንጥቀመሎም ፍልይ ዝበለ ግርማ ሰውነትና እዩ።

ሕብረተሰብን ስድራን እዚ ድማ ዝተፈላለዩ ስድራቤት ሓጎሶም፣ ሳዕሲዕቶምን፣ ደስትኦምን ወይ ድማ ሓዘኖም እውን ዝገልፅሉ እዩ። እዙይ ድማ ፍልይ ዝበለ ናይ ስድራቤት ጥራሕ እዩ።

እዚ ካብ ዝተፈላለዩ ቦታን ካብ ርሑቕ ዓድን መፂካ ንመዘናግዒ እትጥቀመሉ ቦታ እዩ:: እዚ ድማ ፍልይ ዝበለ ግርማን ዲዛይንን ዘለዎ ኮይኑ ፍልይ ዝበለን ብርክት ዝበለን ተገልጋላይ ተጠቃማይ ተዘናግዓይን ዘፍሪ እዩ ።

መጋየፅታትን መመላክዕታትን ካብቶም ደቂ ሰባት ዝጥቀሙሎም ሓደ ኮይኑ እዚ ድማ ፍልይ ዝበለ ግርማን ፅባቐን ንክህልወካ ካብ ዝገብሩ ገለ ገለ እዮም፡፡

እዚ ካብቶም ንመዝናነይን ንመመላክዕን እንጥቀመሎም ሓደሽትን ካሎኦት ግዝያውን ዝኮኑ ኸዳውንቲ ምጥቃም እዩ። እዚ ድማ ፍሉይ ዝበለ መልክዕ ግርማን ክህልወና ይገብር።

እዙይ ናይ ንግድን ዕዳጋን ማእከል ኮይኑ ዝተፈላለዩ ኣቁሕታትን ዝተፈላለዩ መሸጢ ንብረታትን ንዕድገሉ እንገዝአሉን ቦታ እዩ።

እዙይ መሰረታዊ ግልጋሎት ወይ ድማ መሰረታዊ ልምዓት ይብሃል። እዙይ ድማ ዝተፈላለዩ ግልጋሎታት ዝተፈላለዩ ማሕበራዊ ዝኮኑ ኣገልግሎታትን ዝማሓላለፈሉን ዝስረሐሉን እዩ።

እዚ ሕርሻ ኮይኑ ብግብርና ክመሓደር ዝክእል እዩ። እዙይ ድማ ብሉፅን ብዙሕን ዝኮነ ፍርያት ንክኣቱ ዝገብር እዩ።

ትምህርት ካብቶሞ ዓይነታት ፍልጠት ሓደ ኮይኑ ብጣዕሚ በሊሕ ኣእምሮን ብጣዕሚ ፈላጥ ንክትኮን ዝገብረካ እዩ፡፡ እዚ ድማ ትምህርት ብጣዕሚ ታዓዉትካ ንካልኦት እዉን ከትዕዉት ትክእለሉ መነገዲ እዩ፡፡

ትምህርቲ ተማሂርካ ክንደይ ቦታን ክንደይ ሕብረተሰብን እትልወጠሉ መንገዲ እዩ፡፡ ስለዚ ትምህርቲ ኣዝዩ ጠቓሚ ንሕብረተሰብና ዝኾነ እዩ፡፡

እዚ ናይ ሰላማውያን ህዝቢታትን ናይ ዝተፈላለዩ ንብረታትን መጓዓዝያ እዩ እዙይ ድማ ካብ ቦታ ናብ ቦታ እትመላለሰሉ ን እትንቀሳቀሰሉን ናይ መጓዓዝያ ተሽከርከርቲ ማእከል እዩ።

እዚ ካብቶም መዘናግዕን መዝናነነይን ንጥቀመሎም ሓደ መስተታት እዩ፡፡ እዚ ድማ ዝተፈላለዩ ዓይነት መስተን ዝርከበሉ እዩ፡፡

እዚሓደ ካብቶም ንመንበሪ እንጥቀመሎም ገዛውቲታት ሓደ እዩ። ብፍላይ ድማ ብበዝሒ ኣብ ገጠር ዝርከብ መንበሪ ደቂ ሰባት እዩ።

ሓንቲ ሃገር ብፖለቲካ እትመሓደረሉ እንትኾን ዝተፈላለዩ ዓይነት ፖለቲካታትን ምቅስቃስን ዝካየደሉ እዩ፡፡ እዚ ድማ ሓንቲ ሃገር ናብ ዕቤት ንኸትግስግስ ዝገብራ ሓደ እዩ፡፡

ብዝተፋላለየ ሓሳባት ወይ ዲማ ዛዕባታት ይኩን ፖሎትካ ኣልዒካ ዘተፈላለይ ሕብርተሰብ ዝተፋላለዩ ባህልታትን እተምህርሉን አት መሓዲረሉን ሓደ ፖሎቲካ እዩ፡፡

እዙይ ቤት ብልዕን መስተን ኮይኑ ብፍላይ ድማ ናይ ቡና መስተ ብበዝሒ ዝጥቀምሉ እዩ። እዙይ ድማ ዝተፈላለዩ መዘናግዒ ከም መዘናግዒ እንጥቀመሉ እዩ።

ሓንቲ ሃገር ሰላምን ፀጥታኣን ክሰፍን እንድሕር ዳኣ ኾይኑ ብመንግስቲ ዝተመረፁ ናይ ሕጊ ኣኽበርቲ ዝኾኑ ሰባት ክምደብዋ ኣለዎም። እዚ ድማ ሰላምን ፀጥታን ሓንቲ ሃገር ክሰፍን ዝገብሩ እዮም፡፡

እዚ ናይ ግለ ሰብ ወይ ድማ ናይ ደቂ ሰባት መንበሪ ኮይኑ ናይ ሓደ ስድራቤት ዝነብርሉ እዩ፡፡ እዚ ድማ ጣዕሞምን ሓጎሶምን እናገለፁ ዝነብርሉ መንበሪ ገዛ እዩ፡፡